ጫማ ጫማ ንወዲሰብ ኣዝያ መሰረታዊትን ጠቃሚትን አያ ምክንያቱ ካብ ቡዙሕ ጉድኣታት ትከላከለልካ ስለ ዝኮነት ካብ ሓደ ቦታ ናብ ሓደ ቦታ መንቀሳቀሲት ንጥቀመላ።

እፅዋት ንወዲሰብ ኣዝዮም ጠቀምቲ እዮም ።ኻብቶም ዝህብዎም ጥቅምታት ሓደ መሬት ከይሽርሸር ይጠቅሙ።

መዝናነይ ቦታ ፤መዝናነይ ቦታ ማለት ንመዘናግዒ መናእሰይ ዝጠቅም በኣብዝሓ።

መስተታት፤ መስተታት ቡዚሕ ዓይነታታት መስተታት ኣለው ንወድስብ ቡዙሕ ዓይነት ረብሓታት ዝህቡ ዓይነታታት መስተታት ኣለው ኻብቶም ዓይነታት ንወድሰብ ጥቅሚ ዝህቡ ሓደ ማይ እዩ።

ጉዕዞን ቱሪዝምን ስደትን፡- ጉዕዞ ቱሪዝም ንሓንቲ ዓዲ ከም ፍልፍል እቶት ሃፍትን እንጥቀመሉ ቱሪዝም ተባሂሉ ይፅዋዕ፡፡ ስደት ማለት ድማ ካብ ሓደ ቦታ ናብ ሓደ ቦታ ብስራሕ ምክንያት እትስደተሉ እዩ፡፡

ናይ ገዛ ኣቁሑ፡- ናይ ገዛ ኣቁሑ ዝተፈላለዩ ዓይነታት ኣቁሑ ዝሓዘ ኮይኑ ንወዲ ሰብ ብዙሕ ጥቅሚ ዝህቡ እዮም፡፡ ንኣብነት ዓራት ንምውሳድ ይካኣል፡፡ ንመደቀሲ እንጥቀመሉ ካብ ናይ ገዛ ኣቁሑ ሓደ እዩ፡፡